ኣብቲ ኣብ ቅድሚት ዘሎ ጻዕዳ ሰሌዳ ብኣምሓርኛ ዝተጻሕፉ ፊደላትን ቃላትን ኣለዉ። ኣብ ጨርቂ እቲ ኣርማ ንምንታይ እዩ ፊደላት ኣምሓርኛ ዝለማመድ ዘሎ ይመስለኩም?

ሽፎና ተርእይ ጓል ኣነስተይቲ እኔቶ፡፡ ንሳ ነቲ ክዳን እያ ተፋልጥ ዘላ ትመስል፡፡ እዚ ተግባራ ካብዚ ወፃኢ ካልእ ትርጉም ክህልዎ ይኽእል ዶ?

መሸጥን መፀገንን ኮምፒዩተር ተዛመድቲ ኣቑሑትን ዝብል መፋለጢ ዝተለጠፈሉ ገዛ እኒሆ፡፡ እዚ መፋለጢ ንበዓል ትካል ካብ ዝህቦ ረብሓ ካልእ ንማሕበረሰብ ዝህቦ ረብሓ ኣሎ ዶ?

ግዝያዊ ምምሕዳር ትግራይ ጀነራል ታደሰ ወረደ ሕምባሻ እናቆረሰ ምስ ሓደ ሰብኣይንሓንቲ ሰበይቲን ኮይኑ እዚ እንታይ ኣመልኪቶም እዩ ዝቁረስ ዘሎ ሕምባሻ ?

ኣብዚ ባህላዊ ኣከዳድና ኢትዮጵያ ዝተኸድኑ ሰብ ሓዳር ደው ኢሎም ኣለዉ። እታ ሰበይቲ ሕብራዊ ስልማት ዘለዎ ዓቢን ጽቡቕን ክዳን ተኸዲና ኣላ፣ እቲ ሰብኣይ ድማ ተመሳሳሊ ሕብሪ ዘለዎን ቅርጺ ዘለዎን ክዳን ተኸዲኑ ኣሎ። ክልቲኦም ሕጉሳትን ተስፋ ዘለዎምን ክመስሉ ይረኣዩ።

ኣብዚ ሕዚ እዋን ሰባት ቅድም ኢሎም ዝሰርሕዎም ገዛውቲ ብምፍራሕ ንፎቅን ህድምን ንምግባር እናፍረሱ ይሰርሑ እዮም። ኣብዚ ከምዚ ናይ ምፍራሕ ስራሕቲ እቶም ዝሰርሑ ይኹኑ እቶም ሰብ ገዛ እቲ ኮንስትራክሽን ዝካየደሉ ቦታ ብምሕፃር ንሰባት ውሕስነት ክህቡ ይግባእ።

ሰባት ኣብ መድረኽ ኮይኖም ብቪድዮ ኮንፈረንስ ስልጠና ወይ መግለፂ ይወስዱ ኣለዉ፡፡ ኣብ ከምዚ ዓይነት ምምችቻው ሕቶ ምቕራብ ይከኣል ዶ ይኾን?

እዚ ቦታ ዓብይ መደብር ወይ ድም መሸጢ ናይ ዝተፈላለዩ ቴፓት፣ ሬድዮያትን ጀነሬተራትን እዩ ዝመስል ዘሎ ካብተን ዝረኣያ ዘለዋ ዓይነት ቴፓት እንታይ ሞዴል ይበሃለ ?

ኣብ ሽሓነ እንጀራ ምስ ስጋን ሚጥሚጣን ተቀሚጡ ኣሎ ። እቲ ስጋ ብጣዕሚ ቀይሕ እዩ ። ዋጋ ሓደ ኪሎ ስጋ ክንደይ ይከውን ?

ክልተ ሰባት ኣብ ጎኒ ኵምራ እኽሊ ደው ኢሎም ብኢዶም ክሓርፍዎ ከለዉ ዘርኢ እዩ። ነቲ እኽሊ ካብቲ ሓሰር ነቲ ቆፎ ናብ ኣየር ብምድርባይ ይፈልይዎ። እቶም ዝተርኣዩ ሰባት እንታይ ዓይነት ናይ ሕርሻ ስራሕ ይሰርሑ ኣለዉ?

ናይ ደደቢት ትካል ልቓሕን ዕቋርን ኣክስዮን ማሕበር ኣርማ ይርአ ኣሎ፡፡ ናይዚ ትካል ሽም ምስ ንማሕበረሰብ ዝህቦ ግልጋሎት ዘሳንይ ዶ ይመስለኩም?

ኣርባዕታ ኣዶታ ኣብ ጎማ ወይ ድማ ሕልበት መውቅዒ ሕዘን ሕልበት እናወቀዓ ኣለዋ ። ሕልበት ብከመይ ከም ዝዳልው ትፈልጡ ዶ ?

ድምፃሚ ዜናዊ ይባሃል ብጣዐሚ ቡሕ ነፀላ ዜማታት ድማ ኣለዎ ። ካብተን ነፀላ ዜማታት እታ ሓንቲ ድማ ዜሮ ዜሮ ትብል ? ኣብ ኢቢኤስ ቲቪ ቀሪ መደረ ገይሩ ብዙሕ ትግራዋይ ድማ ነቂፍዎ እንታይ ኢሉ እዩ ተዛሪቡ ?

ደስ በሃሊ ሹፈን ዝተኸደነት ቆንጆ ጓል ኣነስተይቲ ትርአ ኣላ፡፡ እዛ ንእስቲ ደስ በሃሊ ክዳን እንተዘይትኽደን ፅባቐኣ ክወፅእ ምኸኣለ ዶ ይመስለኩም?

ንዝተኸደንኦ ዓለባ ዓዲ ብመቐነት ዝቐነታ ብሓደ ገፅ ሽፎን ዝገበረት ብኻልእ ገፅ ኣብ ዝኾነ ምውናይ ከምዘለዋ ይርአያ ኣለዋ፡፡ እዚ ምውናይ ካብ ናይ ኣሸንዳ ወፃኢ ካልእ እንታይ ከምልክት ይኽእል?

መሸላ ዝብሃል ተክሊ ኮይኑ ኣብ እዋን ክረምቲ ተዘሪኡ ዝቦቅል ናይ እክሊ ዓይነት ኮይኑ ኣብ እግሩ ዝደረቀ ኮይኑ ኣብ ላዕሊ ድማ ለምለም ዘሎ እክሊ ንምንታይ እዩም ብድውሉ ኣሲሮሞ ዘለው?

ኣርማ ሓይሊ ምክልኻል ፌደራላዊት ዲሞክራስያዊት ሪፓብሊክ ኢትዮጵያ (FDRE) ሃገራዊ ልኡላውነትን ሕገ መንግስታዊ ስርዓትን ኢትዮጵያ ዝሕሉ ወተሃደራዊ ትካል እዩ። ኣብቲ ኣርማ ዘሎ ሓሙሽተ ነጥቢ ዘለዎ ኮኾብን ማዕረ ጩራ ብርሃንን እንታይ ክውክል ተሓሲቡ እዩ?

ኣብ ገጠር ከባቢታት ትግራይ ንመብሰሊ ምግቢ ካብ እንጥቀመሎም ሓደ ኩቦ (ኣኾር) እዩ። እዚ ኩቦ ንደቂ ኣንስትዮ ናይ ጥዕና ማለት ንዓይኒን ንመተንፈስቲ ኣካላትን ሽግር የምፅእ እዩ።

ኣብ ጣውላ ኣዋሽ ዝብል መስተን ኦቾቶን ተደርዲሩ ኣሎ ። ኦቾቶ ናይ ምቁንጣጥ ባህሪ ድማ ኣለዎ ክንዲ ለሚን ድማ የግልግል ። ኦቾቶ ተጠቂምኩም ትፈልጡ ዶ ?

በቢሕብሩ ቡዙሕ እርሳስ ዝመስል ኣሎ ከም ቢጫ፣ ቀይሕ፣ ሰማያዊ፣ ቆፃል፣ ሽሮ ዓይነትን ሊላ ካልኦትን ኣለዉ ። እዚኦም እንታይ ይበሃሉ ?

አብ ሓደ ፀሊም በርሚል ማዕፆ ዘለዎ ገዛ ጎኒ ብእምኒ ዝተሰርሐ ናይ ነዳቃይ በዓል ሞያ ናይ መስኮት ቅርፂ ብቀይሕ ሓመድ ተለሚፁ ይርከብ፡፡ እዚ ብእምኒ ዝተቀረፀ መስኮት ንምንታይ ይጠቅም ኢልኩም ትሓስቡ?

እዚ ጥንታዊን ታሪኻውን ቦታ ክንደይ ጽብቕትን ምስጢራዊትን እያ! እቶም ዕርድታት ጥንታዊ ስነ-ህንጻ ኣኽሱማውያን፣ ኣብ መናድቕ ዘሎ ክቡብ ኣእማንን ዕንጨይቲ ማዕጾን ነቲ ህንጻ ፍሉይ ጽባቐን ታሪኽን ይህቦ፣ ታሪኽን ስነ-ጥበብን ዘመናት ዘንጸባርቕ እዩ። እዚ ጥንታዊ ህንጻ ክንደይ ዓመት ገይሩ?

ፍሉይ ፅባቐ ዘለዎ ከባቢ ይርአ ኣሎ፡፡ ናይዚ ከባባ ፅባቐ ካብ ህንፃ ዝነቅል ኣይኮነን፡፡ ካብ ኣትክልቲ ዝነቅል እዩ፡፡ ብኸምዚ መንገዲ ብዘይወፃኢ ንከባቢና ክነምልክዕ ክንገብር ንኽእል ዶ?

ኣብ ኢትዮጵያ ካብ ዝፈርዩ ሉስሉስ መስተ ሓደ ዝኮነ ፋንታ እንትከውን፣ ኣራንሺ ሕብሪ ዘለዎ ኣብ ጥርሙዝ ዝተዓሸገ ንህፃውንትን ዓበይትን ንጥዕኖኦም ብጣዕሚ ፅቡቅን ኣገዳስን መስተ እዩ።

ብዙሓት ደቂ ኣንስትዮ በዓል ኣሸንዳ ይክብራ ኣለዋ ብዙሓት ሰባት ድማ ይከታተልውን ኣለዉ ። በዓል ኣሸንዳ ኣብ ትግራይ ምዓዘ ዕለት ይክበር ?

ኣብ ብዙሕ ክሻታት ጎሾ ንመሸጣ ተቀሪቡ ኣሎ ።ጎሾ ንስዋን ምሴስን ንምዝግጃው ይጠቅመና ። ጎሾ ኣብ በሪ ገዛኩም ተኪልኵመ ዶ ?

እዚ ሽፋን መጽሓፍ የርኢ። ኣብ ላዕሊ ብዓበይቲ ቀያሕቲ ፊደላት ዝተጻሕፈ"ዓድዋ"ዝብል ቃል ኣሎ። ኣብ ማእከል ድማ ታሪኻዊ ኣጽዋር ወይ ዋልታ ዝመስል ጸሊም ኣቕሓ ኣሎ። ኣብ ታሕቲ ሕብራዊ ስእልታት ታሪኻዊ ትርኢታት ውግእ ኣሎ። እቲ መልክዕ ታሪኻዊ ጥራዝ ምዃኑ ይሕብር።

ሰባት ካብ ዝጥቀምሎም ናይ ውልቀ መጓዓዓዝያታት እቲ ሓደ መኪና እዩ። መኪናናይ ብሕትኻ ምግዛእ ሰባት ንዘለዎም ካብን ናብን ምንቅስቃስ ነፃነቶም ሓልዮም ንክንቀሳቀሱ ይገብሮም።

እዚኦም ኣብ መሬት ሕብራዊ መስመር ዘለዎም ናይ ደቂ ኣንስትዮ ጫማ እዮም። ኣብ ቅድሚት ጸሊምን ሕብራዊን መስመራዊ ቅርጺ ክህልዎ እንከሎ፡ኣብ ጎድናዊ ጫማ ድማ ብቐይሕን ጸሊምን ቅርጺ ዝተሸፈነ እዩ። ኩሎም ንምኽዳን ቀለልቲ ዝኾኑ ጫማታት እዮም።

እዚ ዝረአ ዘሎ ባህላዊ ቀይሕ ቆርበት ማሕዘል ዘርኢ ኮይኑ፡ ብሓጺን ዝተሰርሐ መስቀላትን ዝተሓላለኸ ቅርጽታትን ኣለዎ። እዚ ብዛዕጎል ዝተሰርሐ መስቀል ዘለዎ ቀይሕ ቆርበት ቀበቶ ይርአ።

ኣብቲ መሶብ ካብ ዝትፈላለዩ ዓይነት ሃርን እድንን ዝተስረሐ ዓብዪ መሶብ ኣብ ውሽጡ ክልተ ሕብሽቲ ተቀሚጦም መክደኑ ድማ ዘይተከደነ እቲ ሕብሽቲ ጋሕ ኢሉ ተቐሚጡ ኣሎ፡፡ ሕብሽቲ ኣበይ ከባቢ ይፍለጥ?

"ተወልደ ፋርማሲ" ዝበሃል ፋርማሲ ብቅድሚት ይርአ ኣሎ። እቲ ህንጻ ቀሊል ኮይኑ፡ መእተዊ ማዕጾ ብሓጺን ዝተሰርሐ ኣፍደገ ተዓጽዩ ኣሎ። እዚ ፋርማሲ ዝሰርሓሉ ሰዓታት መዓዝ መዓዝ ይኾን?

ኣብዚ ማእኸል ከተማ ዱር ዝመስል ዓበይቲ ቆማት ብጣዕሚ ደስ ዝብል ዕምር ዝበለ እንሄ ፡ እዚ ዓዲ ግን ኣብ ኢ/ያ ውሽጢ ድዩእ ኣይኮነን ?

በለስ ወይ ቆለንቋል ባሕሪ ዝበሃል ተኽሊ ፈርዩ ይርአ ኣሎ፡፡ እዚ ተኽሊ ኣብ ከባቢ ዓዲግራት እዩ ዝበቑል፡፡ ናብ ካልእ ከባቢ ክስፋሕፋሕ ዘይተገብረ ስለምንታይ እዩ?

ኣብዚ ሓንቲ ናይ ማይ ታንከር መኪና ኣብ ወሰን ጽርግያ ደው ኢላ ኣላ። ገለ ሰባት ኣብ ጥቓ እታ ታንኪ ዝሰርሑ ይመስሉ፡ ብየማን ሞተር ብሽክለታን ብሽክለታን ዝዝውሩ ሰባት ኣለዉ። እታ መዓልቲ ህድኣትን ንጹርን ኮይና ንጹር ብርሃን ጸሓይ ኣለዋ።

ኣብ ጎኒ ሓደ እምባ ዝርከብ ልዑል ኣኻውሕ ዝበዝሖ ከባቢ እዩ ዘርኢ። ኣብ ታሕቲ ድማ ካብ እምኒ ዝተሰርሐ ኣፍደገን ገዛን ይርአ፣ ኣብ ልዕሊኡ ድማ ገመድ ተሰቒሉ ኣብ ልዕሊ እቲ ኣፍደገድማ መንደቕ እምኒ ተሃኒጹ ኣሎ። እቲ ከባቢ ተፈጥሮኣዊትርኢት ዘለዎን እዩ።

እዚ ዝረአ ዘሎ ዝተፈላለየ ሕብሪ ዘለዎም ፕላስቲክ መትሓዚ ኣብ ልዕሊ ነንሕድሕዶም ተደራሪቦም ይራኣዩ፡ ዝተፈላለዩ ነገራት ንምኽዛን ወይ ንምውዳብ ከም መትሓዚ ዘገልግሉ ዘርኢ ይመስል።

ቀይሕን ቆፃልን ሕብሪ ዘለዎም ጎቦታት ትግራይ ዝተፈላለዩ ሩባታትን እምባታትን አለውዎ፡፡ እዚኦም ከዓ አብ ፃዕዳ ሰማያዊ ሕብሪ ድሕረ ባይታ ይርከብ፡፡ እዚ ቦታ አበይናይ ናይ ኢትዮጵያ ቦታ እዩ?

ንመሸጣ ሓዳስ ሞዴል መኪና ዘርኢ እዩ። እታ መኪና ጻዕዳ ኮይና ዋጋኣ ድማ 4,500,000 ብር ተዘርዚሩ ኣሎ። እቲ መወዓውዒ ኣብ ኣዲስ ኣበባ ኢትዮጵያ ዝርከብ ኮይኑ፡ ቁጽሪ ተሌፎን ዘጠቓልል እዩ። እታ ንመሸጣ እትቐርብ መኪና ሞዴልን ዓመትን እንታይ እዩ?

ሓንቲ ጋ ኣብ ሓደ እንዳ ምግቤት ኣብ ዓብይ ቢያቲ ብዙሕ ዓይት ምግቢታት ኣብ ሓደ ቀሪቡላ ኣሎ ። መስተ እውን ኣብ ጎና ኣሎ። እቲ ኣብ ኢዳሒዛቶ ዘላ እንታይ ይበሃል ?

ኣብ ሸልፍ ብበዝሒ ፈሳሲ ሰሙና ቀይሕን ቀፃል ሕብሪ ዘለዋ ተደርዲ ኣሎ ። ንክዳንን ንኣቁሕት ንምሕፃብ ድማ ይጠቅም ። ብዓል ክንደይ ሌትር ይመስለኩም ?

እዛ ቤተ ክርስትያን ናይ ኦርቶዶክስ ተዋህዶ ኦርቶዶክስ ኮይና ኣብ እንዳ ማርያም ውሽጢ ቅፅረ ግቢ ትርከብ እዛኣ እንዳ እንታይ ትበሃል ?

ዛራ ሚዲያ ብኢስታሊን ገ/ስላሴ ኣብ ሃገረ ኣማሪካ ኣብ ምግልጋል ይርካብ ። ፕረዚዳን ትግራይ ጀነራል ወዲ ወረዳ ፣ ጀነራል ወዲ ኣሸብር ፣ ተጋዳሊ ኣማኒኤል እዮም ።ዛራ ሚድያ ንትግራይ እንታይ ረብሓ ኣለዎ ?

ኣብ ደገ ንግዳዊ ቦታ ዘርኢ ኮይኑ፡ ዝተፈላለዩ ናይ ንግዲ ምልክታት ብኣምሓርኛን እንግሊዝኛን ዝተጻሕፉ እዮም። ሓደ ካብኣቶም ብቀጠልያ ጽላል ዝተሸፈነ እዩ። ኣብ ዕዳጋ ብሓባር ምህላዎም ብዛዕባ ናይቲ ከባቢ ንግዳዊ ኣገልግሎታት እንታይ ከመልክት ይኽእል?

ናይ ኢትዮጵያ ኣየር መንገድ ነፋሪት ኣብ መዕርፎ ነፈርቲ ትርአ ኣላ፡፡ እዚ መዕርፎ ነፈርቲ ካባቢኡ ብግቡእ ዘይለምዐ እዩ፡፡ ዘይለምዐሉ ምኽንያት እንታይ ይኾን?

እዚ ንክለብ ቴኳንዶ ዘፋልጥ ፖስተር ዘርኢ እዩ። ኣብ ላዕሊ ተምሃሮ ቴኳንዶ ኣብ ዝተፈላለየ ንጥፈታት ተሳኢሎም ኣለዉ። ኣብ ማእከል ድማ “ኤፍ.ኤስ ዓለምለካዊ ቴኳንዶ ክለብ” ዝብል ቃላት ተጻሒፉ ኣሎ። እቲ ሓፈሻዊ ሕብሪ ሰማያዊ ኮይኑ፡ ንንጥፈታት ናይቲ ስፖርት ብንጹር ዘመልክት እዩ።

ናይ ጨጉሪ ማጥቆርያ እኒሀ፡፡ እዚ ቅመም ኣብ ናይ ባዕሎም ጨጉሪ እምነት ዘይብሎም ሰባት ዝጥቀሙሉ እዩ፡፡ እዚ ግን ግቡእ እዩ ዶ ትብሉ?

ኣብዚ ሓደ መደርደሪ ዕንጨይቲ፡ ብመስርዕ ተሰሪዖም ዝተሰርዑ ዓበይቲ ጥርሙዝ ዘይቲ ኣለዉ። ኣብ ቅድሚት ክልተ ዓበይቲ ጥርሙዝ ብጫ መትሓዚን ይረኣያ። ኣብ ስእሊ ዘለዉ ጥርሙዝ እንታይ ዓይነት ፍርያት እዮም?

ምስፍሕፋሕ ኢንቨስትመንት ዝብል ቢዝነስ ብ ድምፂ ወያነ ይሓልፍ ኣሎ ። ኣብ ኢትዮጵያ ክንደይ ዝኣክል ፕርሰንት ናይ ኢንቨስትመንት ምንቅስቃስ ኣሎ ?

ናይ ከተማ ዝመስሉ ሰባት ኣብ ወፍሪ ዓፂድ ይርአዩ ኣለዉ፡፡ እዋኑ ዘይሓለወ ማይ ወይ ከም ኣንበጣ ዝኣምሰለ ባልዕ እንትመፅእ ወፍሪ ዓፂድ ይእወጅ እዩ፡፡ እዚ ልምዲ ግቡእነቱ ከመይ ትሪእይዎ?

ካብ ብሩር ወይ ዝተሓዋወሰ ብረት ብኢድ ዝተሰርሐ ብግራኑሌሽን፣ ብማሕተምን ጎቦ ዝመስል ሞቲፍን ዝተሰለመ ኣብ ዝተጠምጠመ ወይ ዝተሰፍየ ጸሊም ፈትሊ ዝተተሓሓዘ ከም ስልማት ይጥቀሙሉ።

ጋንታ መቀለ 70 እንደርታ ወይ ድማ መዓም ኣንበሳ ኮዕሾ እግሪ እዩ ። ንስካትኩም ናይ መን ጋንታ ደገፍቲ ኢኩም ብቲቪ ሪኩም ተፈልጡ ዶ ?

ሓደ ሰብአይ ኣብዕር ይሓርስ ኣሎ ብ ፀጋማይ ኢዱ እውን በትሪ ሒዙ ኣሎ ። ኣብ ሓደ መዕልቲ ክንደይ ሄክታር ይሓርስ ?

ቀዳማይ ገጽ ናይታ ጋዜጣ፡ ሓ ቀንዲ ዜናታት ኣብ እዋናዊ ፖለቲካውን ማሕበራውን ጉዳያት ኢትዮጵያ ዘተኮረ ኮይኑ፡ "የዓደዋ የቀደሙ የድል ባለቤቶች አካሄድ ለነገዋ ኢትዮጵያ"ዝብል። ከምኡ’ውን ካልኦትን፡፡ ብዛዕባ ህሉው ፖለቲካውን ሰላምን ኩነታት ኢትዮጵያ ክሳብ ክንደይ ርድኢት ይህቡና?

ብርክት ዝበሉ ፀዓዱ ፈናጅል ዘለውዎ ናይ ቡና አቁሑት ከም መጠሺ ዕጣን፣ ጀበና፣ ረኮቦትን ቁርሲ መብልዒ ወርቂ መሶብን ወዘተ ዝመሳሰሉ አበ ቀይሕ ን ቡናማን ሕብሪ ድሕረ ባይታ ይርከቡ፡፡ ናይ መጀመርታ ቡና ዝቅዳሕ እንታይ ተባሂሉ ይፍለጥ?

ኣብ ጠረጴዛ ብነጻ ደው ዝበለ ብርጭቆ ጥርሙዝ ሳኒታይዘር እዩ። ኣብ ልዕሊኡ ቀይሕ ቆቢዕ ዘለዎ ኮይኑ፡ኣብ ምልክት ናይቲ ጥርሙዝ ድማ ብቀጠልያ"ደስታ"ዝብል ጽሑፍ ኣለዎ። ኣብቲ ጠረጴዛ ባዶ ጥርሙዝ ሳኒታይዘር ተተኺሉ፣ እቲ ቀይሕ ቆቢዕ ተዓጽዩ፡እቲ ምልክት ድማ ብሕብሪ ምልክት ተገይሩሉ።

ሰሓቢ ብጫ ሕብሪ ዘለዎ ናይ ሙዚቃ መሳርሒ ኣብ ፃዕዳ ድሕረ ባይታ ይርከብ ። ዋጋ ናይቲ ሙዚቃ መሳርሒ ክንደይ ይከውን ?

ብኢሃደግ እዋን ናይ ሃገር መከላከያ ዝግብርዎ ለንጀር እዮ ። ዶ/ር ኣቢይ ናብ ስልጣን ወይ ድማ ብልግፅና ድማ ካሊእ ለንጀር ቀይርዎ ። ኣብ ርእሶም ገይሮምዎ ዘለው እንታይ ይባሃል ?

ጆሮ ዝበሃል ሸረሪት እዩ። እዚ ዓቢ ኣካላቱ ዘለዎ ኮይኑ፡ ድሙቕ ብጫ ቀንዲ ኣካላቱ፡ ግራጭ-ሰማያዊ መስመር ዘለዎን ዓበይቲ ቀያሕቲ ምልክታትን ኣለዎ። እግሩ ጸሊም ኮይኑ ብጫ ወይ ኣራንሺ ባንዴራ ኣለዎ። ምንካሱ ንደቂ ሰባት ሓደገኛ ኰይኑ ዘይውሰድ ስለምንታይ እዩ፧

እቲ ስታድየም ብዕልልታን ጣቕዒትን ዝተመልአ ኮይኑ፡ ማእከል ባህሊ ስፖርት ናይ ሓንቲ ሃገር ምዃኑ ዘመልክት እዩ። ኣብ ታሕቲ ናይቲ ምስሊ፡ ሰባት ነዚ ታሪኻዊ ህሞት ብሞባይሎም ክስእልዎ ይረኣዩ፡ እዚ ኣገዳስነት ናይቲ ፍጻመ ዘርኢዶ ይመስል?

ሓደ ሰብ ኣብ ተደፋኢት ዝኮነት ሓፂን ነገር ጋሓፍ መሊኡ ኣብ መንገዲ እናደፍኦ ይከድ ኣሎ ። እዚ ዝደፍኦ ዘሎ እንታይ ይበሃል ?

ናይ ኢትዮጵያ ፌደራል ፖሊስ ቀይሕ ቦኒት ገይሮም ወተሃደራዊ ስላምታ የቅርቡ ኣለዉ ። እዞም ፖሊሳት እዚኦም እናትይ ዕይነት ፀገም ክፈትሑ ይክእሉ ?

እዚ መእተዊ ናይቲ ኣብ ጥቓ እቲ ጽርግያ ዝርከብ ትካል ጥዕና ይርአ፡ እዚ ድማ ቪዥን ሄልዝ ኬር ተባሂሉ ይጽዋዕ። ኣብ ውሽጢ ኣምቡላንስ ደው ኢላ ኣላ፡ ገለ ሰባት ድማ ኣብቲ ጽርግያ ክጓዓዙ ይረኣዩ። ክብሪ ብርሃን መዓልቲ ይረአ ኣሎ።

ሓደ ሸኽን መነኮስን ተሓቋቒፎም ይርአዩ ኣለዉ፡፡ እዚ ኩነታ ኣብ ወለድና ከምዚ ንፖለቲካ እንተይኮነስ ብሓቂ ዝነበረ እዩ፡፡ ሎሚ ከምቲ ናይ ቀደም ዝኣምሰለ ምክእኣል ብሓቂ ኣሎ ዶ?

ኣብዚ ምስሊ ብሕቡራት መንግስታት ዓለም ኣብ ዝምራሕ ሓይሊ ዓቃቢ ሰላም ዝተዋፈሩ ናይ ኢትዮጵያ ሰራዊት እኔዉ፡፡ ከምዚ ዓይነት ልኡኽ ዓለም ስለዝጠየቐ ድዩስ ንሕና ስለዝኣመንናሉ ኢና ነዋፍር?

እቲ ኣብ ጎደናታት ዝረአ ትርኢት ነቲ ድሙቕ ሃዋህው ናይቲ ከባቢ ዕዳጋ ይሕዝ! "ይርጋ ሞባይል ሶሉሽንስን ኣክሰሰሪስን" ዝተባህለ ድኳን ጐሊሑ ዝረአ ኮይኑ፡ ብሰባት ኣብ ንግዶም ዝኸዱ፡ እዚ መዓልታዊ ዘንጸባርቕ ይመስል። ኣየናይ መሳርሒ ሞባይል እዩ ዝያዳ ተጠላቢ ዘለዎ?

ፍሉይ ፅባቐ ዝወነነ በዓል ክልተ ደብሪ መንበሪ ህንፃ ይርአ ኣሎ፡፡ ናይዚ ገዛ ፅባቐ ካብ ኣሰራርሕኡ ጥራይ ኣይኮነን ካብ ቀለሙ እውን እዩ፡፡ ቀለም ንፅባቐ ወሳኒ ምዃኑ ትፈልጡ ዶ?